ጥረ ገንዘብ ዝተፈላለየ ኣቕሓ ንምግዛእ ዝጠቕመና እንትኸውን እዙይ ድማ ካብ ብካሽ ካብ ሞባይል ባንክንኪንግ መናምን ካብ ምጥቃም ብሱ ተንጥቀም ዝሓሸ ይኸውን ኢለ ይሓስብ አነ፡፡

ኣብትግራይ ዝተፈላለዩ ናይመኪና መሸጢ ኣቝሕታት ይርከቡ ኣብ ስራሕቶም ድማ ኣብ ዝተፈላለየ ዓይነት ቦታታት ይርከዉ ከም ላጭ ኣድኃውሳይ ኣድሓቂ ኣብ ዝተፈላለይ ቦታ ይርከዉ እዙዮም ድማ ጣዓሚ ኣብዚ ሕዚ ጊዜ ኣዝዮም እናተስፋሕፍሑ ዝርከቡ ዘለዉ እዮም።

ኣብ ዓድና ዝተፈላለዩ ዓይነት ሱፐርማርኬታት እኔአዉ ካብኣቶም ድማ ኣውራን ሱፐርማርኬት ሙስ ሱፐርማርኬት ኣብዝኣቶም ድማ ዝተፈላለዩ ኣቁሑ ይርከቡ ንሳቶም'ውን ኣፕል ሙዝ ባናና ፍሩታት ዝተፈላለዩ ዓይነት ይርከቡ።

ኣብ ዓድና ዕዳጋታት፣ ስፖር ማርኬታት፣ ዕዳጋታት እናበዝሐ እንቲኸይድ ካብኡ ድማ ዝተፋልለየ ዓይነታት ኣቝሑት ንገዝአሉ ንሸጠሉ ንልውጠል እዩ። ስፖር ማርኬት ብምህላዩ ድማ ብዙሓት ኣቝሕት ክንርክብ ከም እንክእል ይሕብረና።

መዒዳ ኻ መኣኸላት በብ ብሳሓት ጐታታት ይርክ ኣሕክርና ኣብቲግረይ እምበሕውን ይርክ ንዕዳ ካ መኣኸላት እንትና ካም ብቲካት ዝትፈለሉ ቦታታት ምኸም ዞምደሙ ዓዚም ሰባ ዝትገምሎም ቦታታትእ እዙሞ ኽዳን ብግዛ ዝተፈላልዩ ጨዕማን ሙተ ዝተቕመና ዩ::

ዲጅታ ናይ መኽበድ መድራኹንት ዘፍሃል እዝ ኣብሃኸና ኣስብሕባት ዘርክብሉ ትፍልይ ዕንቲ ክያ ኣንኻፍለሉ ምትኾን ዘምኖሙ ድጅተ ል መሳርሕ ብትምጥጋም ዮም ስ ኸዉኑ ኤግዛምለዉ ሰበልዓንት::

ኣብ ዓዲና መቐለ ናይ ኣቁሑ ነጋዴ ብዙሓት ከምዘለዎ ይፍለጥ። ኣብዚ ድማ ዝተፈላለየ ዓይነት ኣቁሑን እናሸጡ ይርከቡ። ከም ንኣብነት ቴሌቪዥን፣ ፍሪጅ ዝተፈላልዮ ኣቅሓታት ንብረታትን ሰባት ድማ እናገዝኡ ይርከቡ።

ኣብ ሃገርና ፑሊቃትናተስፋሕ ፍኢርከዉ ዙንዝተፈላልይቦታታት እዮም ዝርክ ኣሕነውን ነዙ እምተ ጠቀምትከንዋውን ኣለና ኽዳንጥጠቀምትንክንዋንዶእሞ ኽዳን ጨማ ዝሰብላል ነገራት ክነድግን ግባእ ይልሓሰ።

ስጶር ማርከት መልሀት በልዕቓሽ ወዕር ሞድ ርንሽ ብሓናስተበገለኣይታዉን ብዚኣቶም ዝዋ ኽምጠቕከበንበነና ዝፈር ወርጌት ተዓዱበል ሰብጥባሮ ምር ምዘርከ ስ ዋርከት ቀፁ ስበንኮሉ ኻንወሱን።

በንኪና ኅብረት ሥራሕ ማኅበራት ምተነና ኃብርኻ ብኅብረት ምሱርምሠርሕ ተንዉን ድዕተዉሙ ዝተባል ዒይን ተርፊን ብሳልንክነሕቦ ምኾእና ባቕሳር ኦም ደማ ጥምምወዘ ኢለ ሓሰቓን ዚለማ ተጠቅምቲ ምንኾነ ኣምለለና ይመከል::

ኣብ ሃገር ትግራይ ናይ ኣቁሑ ነጋዴታት እናበዙሑ ይኸዱ አለዉ። እዙይ ዝበዝሐሉ ምኽንያት ድማ ሰባተ ተጠቀምቲ ስለ ዝበዝሖም እዩ። ንሕናውን እነተገልጋልናለዎም ደማ ንረከብ ብዙይ ደማ ክፅሉሉ ይግባእ ፅቡቅ ውፅኢት ንምመፃእ ድማ ክሰርሑ ኣለዎም።

ናይ ሞባይል ገንዘብ እንትንብል ከለና ካርዲ ማለትና እንትኸውን እዙይ ደሞ ሞባይል ብዘይ ካርድ ኸም ዘይትኸውን እዩ። ዝተፈላለይ ዳታ ንምድዋል ክንጥቀም ተደሊና ካርዲ ወይ ድማ ሞባይል ገንዘብ ካም ዘድልየና ንሕብር።

ናይ ባንኪ መተግበርታት ክህሉ ሰባት ብኣገባቡ ባንክ ክጥቀሙ ኣለዎም እዚ ማለት ኣብ ግዝኦም ምዕቋር ዘይኮነስ ኣብ ባንክን ኣብ ዝተፈላለዩ ቦታታት ከቅምጡ ከምዘለዎም ንሳቶምድማ ከም ሕብረት ባንኪ ዝተፈላለየ ዓይነት ባንኪ ኣለው።

ወትል ማለድ ብዙኃ ስበዘርክ ልቦትኣንታኸዉን ወዝበታዙ ምግል ምስታን ነበልዕን ዘከትልር እልቲዋን ዝተሕልርት ተኸን ዓትሙምስዕ መትረፈኢን ዓላዓሙድ ማኽሳማኾነፈኣድየገ።

ኣብ ሃገርኒ ናይ ውጭን እዲቢሮታትትን ናይ ገን ዘለወጥ ገሰፈ ዩ መተስብሕ ፍርካ ኣዙሮማ ኣሕነት ሰተፍኩንካውን ግባ እዙሙን ትቡቕ ምናሃብተን ክሊ ዕድናን ክትፈሪ ስተቕመልና ዩ::

ኣብ ሃገርና ትግራይ ዝተፈላልዩ ቱሪስትታት ይርከቡ። እዚኣቶም እውን ከንገዝኦምን ክንጥቀመሉምን ይግባእ። እዚ ምገዛእ ድማ ኣገዳስ ምዃኑ የተሕሳስብ እዚ ተኪእልና ክንገዝእ ኣለና።